ስፖርማርኬት ኣቑሑት ስፐርማርኬት ኣቑሑት ማለት ዝተፈላለዩ ኣቑሑት ኣብ ሓደ ቦታ እንትንረክቦም ናይ ስፖርማርኬት ኣቑሑት ይበሃሉ ።ክንደየናይ ዝኣክል ማሕበረሰብና እዩ ናይ ሱፖርማርኬት ተጠቃሚ?

ፅሕፈት መሳርሒ ከም ዝፍለጥ ኣብ ከባቢና ዝተፈላለዩ ፅሕፈት መሳርሒ ንረክብ፡፡ ግን ኣብ ዕለታዊ ውዕሎና ክንደይ ዝኣክል ፅሕፈት መሳርሒ ንጥቀም?

መፋለጢ መፋለጢ ማለት ዝኾነ ፈጠራ ናብ ማሕበረሰብ ንክቐርብ ቶሎ ኣብ ማሕበረሰብ ንክበፅሕ ዝሕግዘና እዩ። ግን ክንደየናይ ዝኣክል ፈጠራ ሰራሕቲ መፋለጢ ይጥቀሙ ?

መሰረታዊ ግልጋሎት፦ መሰረታዊ ግልጋሎት ኣብ ሓደ ከባቢ ክንረክቦም ዝግበአና ግልጋሎታት እዮም። ክንደየናይ ልኣክል መሰረታዊ ግልጋሎት ይህሊ ይከውን ኣብ ከባቢና?

መፅሓፍን ጋዜጣን-መፅሓፍን ጋዜጣን ዝተፈላለዩ ሓበሬታትን ፍልጠትን ክህቡና ይኽእሉ፡፡ ግን ኣብዚ ሕዚ ግዜ ክንደየናይ ልኣክል መፅሓፍን ጋዜጣን ንጥቀም ንኸውን?

ታሪኽን ተፈጥሮን ከምዝፍለጥ ዝተፈላለዩ ታሪካት ኣለዉ እዞም ዝተፈላለዩ ታሪካት ብዘይከ ተፍጥሮ ታሪካት ኾይኖም ክንርኽቦም ነር ናድንኸውን።

ጥበብን ባህልን፡- ጥበብን ባህልን ባዕሎም ንባዕሎም ዝገላለፁ እዮም፡፡ ግን ከዓ ጥበብ ብዘይ ባህሊ፣ ባህሊ ድማ ብዘይ ጥበብ ታይ ይመስል፣ ታይ ኸ ምኾነ ነይሩ?

ትራንስፖርትን ተሽከርከርቲ ካብቶም ዕለታዊ ውዕሎና ዘቐልጥፉልና ነገራት ሓደ ትራንስፖርትን ተሽከርከርትን እዩ። ግን ብኣግባብ እውን ተዘይተጠቐምናሉ ታይ የስዕበልና?

ጥበብን ባህልን ከም ዝፈለጥ ሃገርና ዘተፈላለዩ ጥበባትን ባህልታትን ኣለዉዋ ካብቶም ዘለዉና ጥበባትን ባህልታትን እንደየናይ ባሕልታትን ፈልጥንኸዉን በየናይ ባህልን ጥበብን ቐዲምና ንፉተ።

ኣርክቴክቸርን ሕንፃ ሥራሕን ኣርክቴቸርን ሕንፃ ሥራሕን ተዛምድቲ እዮም። እቶም ኣብ ከባብኢና ዘለቡ ሕንጻታት ብዘይካ ኣርክቴቸር ታይ ምኾኑ ነይሮም።

ሕጊ ኣኽበርቲ፡- ሕጊ ኣኽበርቲ ማለት ናይ ሓደ ከባቢ ሰላምን ፀጥታን ንክሰፍን ካብ ልሕጉዝና ኣካላት ሓደ እዮም፡፡ ኣብ ሓደ ካባቢ ሰላም ንፀጥታን ሃምለሎ መረጋገፂ ሕጊ ኣኽበርቲ እዮም፡፡

መሰረታዊ ግልጋሎት፡ መሰረታዊ ግልጋሎት ኣብ ሓደ ካባቢ ክህልዩ ዝግቦኦም ግልጋሎት ማለት እዩ፡፡ ኸንደይ ልኣክል ግልጋሎት፣ መሰረታዊ ግልጋሎት ኣሎ ይኾን ኣብ ከባቢና?

ናይ ገዛን በረኻን እንስሳት ከም ዝፍለጥ እንስሳት ኣብ ኽልተ ይምደቡ፡፡ ናይ ገዛ እንስትን ናይ በረኻ እንስሳትን፣ ናይ ገዛን ናይ በረኻን እንስሳት ዝኾነ ኸ ይህሉ ዶ ይኸዉን?